እዚ ምስሊ ዝረአና ዘሎ ህዝቢ ትግራይ 17 ዓመታት ብረታዊ ቃልሲ ከምዝገበረ እዩ፣ በዚ መሰረት ድማ ኣብ ሓወልቲ ሰማእታት ኣብ መቐለ ይርከብ።

ኣብዚ ስእሊ ዝርአየና ዘሎ መጋየፂ እዩ ብተወሳኺ ድማ ካብ መዓድን ዝተሰርሐ ኮይኑ ነሃስ ዕንቒ ይረአየና አሎ

እዚ ምስሊ ዘርእየና ድማ ካብ ዓይነታት መስተ ኮይኑ፣ ባህላዊ መስተ ስዋ ከምኡ ድማ እዚ ተዓሽግሉ ምክንያት ድማ እቲ ስዋ ንከይነፍስ ክሳብቲ ዕለቱ ኣብቲ ዕለቱ ንክክፈት እዩ ዘመላክተና፡፡

እዚ ኣብ ምስሊ ዝረአየና ዘሎ ካብ ዓይነታት ተክሊ ኮይኑ ፓፓየ ይባሃል፡፡ ብተወሳኪ ድማ ፍረ ከም ዘፍረየ እውን የርእየና ኣሎ፡፡

ኣብዚ ምስሊ ዝረአየና ዘሎ ካብ ዓይነታት ምግቢ ኮይኑ ቁልዋ ይባሃል፡፡ ብበዝሒ ድማ ኣብ ገጠር እንጥቀመሉ እንስሳ ሓሪድና እንሰርሖ ምግቢ እዩ፡፡

እዚ ዝርአየና ዘሎ ምስሊ ኣብ እምነት ኦርቶዶክስ ተዋህዶ ኣብ ናይ ጥምቀት ክብረ በዓል ዝግበር ባርኮት ናይ ጥምቀት እዩ፡፡

ኣብዛ ምስሊ ዝርኣዩና ዘለው ሃይማኖታዊ ኣቦ ኾይኖም ኣባ ዘወንጌል ድማ ይበሃሉ። ኣብ ገዳም ዓሲምባ ይርከቡ። ከምኡ ድማ ብተወሳኺ 610 ዓመት ከም ዝገበሩ እዉን ይንገረሎም።

እዞም ዝረአዩና ዘለው ካብ ዓይነታት እንስሳ ዘቤት ኾይኖም ግመል ይብሃል ወይድማ ኣግማል ክልተ ስለዘኒሀው ኣግማል ይበሃሉ።

እዚ ዝረአየና ዘሎ ምስሊ መጋረጃ ኮይኑ ኣብ ዝተፈላለዩ ድማ ንጥቀመሉ እዩ፡፡ ኣብ ገዛና ንኣብነት ከም መሽኮት እና ኣብ መእተዊ በሪ እንጥቀመሉ ዓይነት ክዳን እዩ፡፡

ኣብዚ ምስሊ ዝርአየና ዘሎ ቤተክርስትያን ኾይኑ ኣሰራርሑኡ ድማ ብፍሉይ ዝበለ ማለት ብናይቀደም ብተወሳኺ ስእሊ ኣድህኖ እውን ይርአየና ኣሎ።

ኣብዚ ምስሊ ዝረአየና ዘሎ ትግራይ ቲቪ ኮይኑ ዜና እስፖርት ዝቀርብ ዘሎ ኮይኑ ደቂ ኣነስትዮ ቃለ መሕትት ክግበረለን እንተሎ እዩ፡፡ ብተወሳኪ ድማ ኣብዚ ምስሊ ክንርዳእ እንክእል ደቂ ኣነስትዮ ማዕረ ወዲ ተባዕተይ ኣብ ዝኮነ ይኩን ነገር ኣብ እስፖርቲ ይኩን ካልእ ነገር ማዕረ ከም ዝኮና የማላክተና፡፡

እዝ ምስሊ ቀብ ውፂ ትኣትክልትን ፍራምርን ኃምልቶን ኮይኑ ብጥዕሚ ድማ ተፈታውን ንተደላይን ዝኾነ ምግብ እዩ ብተወሳኽ ድማ ብጥዓሜያ ኣብሠዉነትናእትዩቃዕመውጣምናዘምግብ እዩ።

እዚ ዝርአየና ዘሎ ሞስሊ ኣብ ጥንታዊትን ታሪኻዊትን ከተማ ከተማ ኣኽሱም ዝኾነ ካብኡ እዙ ምስሊ ዝርአየና ሎ ብድሕሪኡ ድማ ካብ ሓደ እምኒ ተፀሪቡ ኸም ዝተሰርሐ የመላኽተና እዚ ሓወልቲ ማለት እዩ።

ኣብዚ ምስሊ ዝረአየና ዘሎ ሓደ ሰብ ኮይኑ ከምኡ ድማ ናይ ፋሽን ወይ ግዝያዊ ኣከዳድና ወይ ድማ ፋሽን ዝበሃል ኣከዳድና የመላኽተና።